እዙይ ኣብጎቦ ተፈጥራዉን ኣካብን ቦታ ኾይኑ ብዙኃት ሰባት ብሓደ ተኣኪቦም ፃዕዳ ዓለዋ ዓዲ ተኸዲኖም ይርከቡ

እዙይ ናይ ንግድን ምትዕድዳግን ቦታ ኾይኑ ብኢድ ዝተሠርሑ ጥበባት ከምኒ ሞሶብ መሽረፈት ዝበሉ ኣብዚ ቦታ እዙይ ይርከቡ።

እዙይ መፋልጢ ቦታ ቤድኩርስን ሚግብን ኣብባን ይበሃል ዝተፋላ ለዩ ዓንታት ምግኡርሲ ናይ ምግ ኣብዙይ ቦታ እዙይ ደኣበባ ይርከቡ።

እዙይ ካብቶም መሰረታዊ ግልጋሎት ናይ ሕክምና ቦታ እዩ። እዙይ ድማ ብዙሓት ሰባት ደም ይልግሱ ኣለው።

እዙይ ባህላዊ ፀወታ ኾይኑ ኲሎም ብሓደ ተኣኪቦም ኣብ ሓደ ጐይላ እንዳዞሩ እንዳሳዕስዑ ይፃወቱ ኣለዉ፡፡ ኣብ ገጠር ዝካየድ ዓይነት ፀወታ እዩ፡፡

እዚ ኻብቶም ናይ ሕርሻ ግብርና ልምዓት ዝካየደሎም ዘለዉ ቦታታት ኮይኑ ኣብዚ ቦታ እዚ ድማ ከም ማንጎ ዝበሉ ዝተፈላለዩ ዓይነታት ተኽሊ ይርከቡ።

እዚኦም መጋያጺ ንምመላኽዕን ንስነ-ጽባቕን ዝጠቕምና ኣዚዮም ደስብሃልቲ ዕንቊታት ወይ ከዓ ምመላኽዕታት እዮም።

እዙይ ኣብ ዓብዪ ገዚፍ ከተማ ዝርከብ ናይ ሃይማኖት ቦታ እዩ፡፡ እዙይ ግልጋሎት ዝብሃበሉ ናይ ሃይማኖት ቦታ ናይ ኦርቶዶኩስ ይመስል፡፡

እዙይ ብኢደ ስነጥበብ ዝተሠርሐ ኾይኑ ኣዝዩ ሰሓብን ማራኽን ቦታ ዩ እዙይ ንመስሕብ ቱርዝም ንጥቆምሉ።

እዙይ ብኢደጠብ ዝተሠርሑ ብሓጺም ዝርከሉ ቦታ እዩ ንኣብነት ከም በርኔሎ መንከሽከሽ ኣብዙይ ይርክዉ።

ኣብ ትግራይ ካብ ዝርከቡ ሃይማኖታት ሓደ ዝኮነ ኦርቶዶክስ ተዋህዶ ሃይማኖት ቤተ-ክርስትያን እንትከውን፣ ዝተፈላለዩ ናይ መላእክትን ፃዲቃትን ስእልታት ኣብ ላዕልን ዓንድን ዘለዎ መርሓቲ ኣቅሽሽትን ኣመንቲ ኣብኡ ኣትዮም ዝፅልዩሉ ቦታ እዩ።

እዙይ ካብቶም ማሕበረሰብ ዘካይዶም ፀወታታት ሓደ ካይኑ መርዓ ይብሃል። መርዓ ማሕበረሰብ ፀውዒካ ብሓደ ታሓጓስካ ትገልፀሉ እዩ።

እዙይ ናይ ገዛ ኣቕሓ ኾይኑ መብዛሕቲኡ ጊዜ ንፓስታ መፍለይና ንጥቀሞሉ

እዙይ ኣካላዊ እዙይ ጣዕሚ ደስ ባሃሊ ኣትክልትን እናይ ሰብ ከፍ መበሊ ቦታን ይርኮ ኣብ ከተማ እንጥቆመሉ እዩ።

እዚ መፃሓፍ እዚ ንትግራይ ዝተፃሓፈ ኮይኑ ትግራይ ሎምከ ካብይ ናበይ ዝብል ጉዕዞ ዘማላክት እዩ።

እዚ አርክቴከቸር ስነ ህንፃ ወይ ከዓ ህንፃ ስራሕ ኾይኑ ብናይ ቆም ወይ ከዓ ብናይ አወስትራለያ ይብልዎ በካሊእ አባሃላ ዝተሰርሐ መስቀል፡፡

እዙይ ተምሃሮ ናብ ቤት ምህርቲ ዝኣትውሉ ደገኣፍቤት እዩ ኣብኡ ኸዓ ኣብቲ ደጋ ኣፍቤት ናይ ቤት ምህርቲ ብዙሃት ተምሃሮ እነአዉ።

እዚካብቶም ናይ ትራንስጶርት ተሽከርከርቲ ግልጋለቱ ወሃብቲ ሓንቲ ኾይና ሹሞ ኸዓ ሢኖ ይበሃል ኣርባዓተ ጓማ እንሂዋ።

እዙይ እፅዋት እዙይ ጨነኣዳም ይበሃል ንመድኃኒትውን ንጥቆመሉ ኢና ኣብ ቦናእትዩ መሓበረ ሰብና ኣእቲዮብና ይትቀመሉ እዩ።

እዚ ኣብ ገጠር ዝርከብ ናይ ገዛ መንበሪ እዩ። ናይ ወዲ ባይሩ ዋና ኢኪ ዋና ትብል ደርፊ እውን ኣብኡ ይርከብ ተጻሒፉ።

እዙ ኻብቶም ዓይነታት እፅዋት ኣብ በረኻ ዝወቊል ብዓሉ ሓደ እዩ። ሽሙ ኸዓ ሠራው ይበሃል።

እዙይ ኻብቶም ፍግጣት ናይ ኢቲጴያ ምዚ ቀኛታት ሓደ ኾይኑ ትውልዱ ኦሮሞ ኃጫሉ ሁንዴሳ ይበሃል።

እዚ ሓደ ካብቶም ዘመናዊ ክዳውንቲ ኮይኑ ፋሽን ይበሃል። እዚ ድማ ኣብ ኣዳራሽ ንማሕበረሰብ የፋልጥዎ ኣለዉ።

እዚ ናይ ዳ መሸጢ ኣቑሑ ዝሓዘ ሹቅ ኮይኑ እዚ ድማኒ ብበዚሒ ሸቀጣት ናይ ጨና ይርከቦ፡፡

እዚ ሓደ ካብቶም ናይ ፀጥታ ሓይልታት ሓደ ኣካል ኮይኑ፤ ሕጊ ንምኽባር ናብ ሓደ ቦታ ክኸይድ ይኸይድ ከም ዘሎ የማላኽት።

እዙ ኻብቶም እፅዋት ሓደ ኾይኑ እዚ መድኃኒት እዚ ተኽሊ ንመድሓኒት ንቑስሊ ንጥቀመሉ ብናይ ዓድና ሹም ከዓ ገንፍዕ ይበሃል፡፡

እዙ ጠብን ባሃልን ቦታ ኾይኑ መረዓውቲ ዝትቀሙሉ ናይ ኣክሊል ኣውዙይ ይርከብ ኣብ ቤተ ክርስቲያን ይርከብ።

እዚተፈጥሮ ኣከባብን ጎቦን ነዚ ኸተማ እዙዩ ኣዚ ሰሓብን ደስ ባሃልን መልክዕ ቅርጽን ንኽህልዎ ገይሩዎ፡፡

እዚ ካብቶም ተክሊታት መድሓኒታት ንጥቀመሎም ሓደ ኮይኑ ነዊሕ ግዜ ማይ ተፃዊሩ ክፀንሕ ዝክእል እዩ ።ሽሙ ከዓ ቆላቁል ይብሃል።

እዙይ ካፍቶም ተፈለጥቲ ሰባት ናይ ትግራይ ሓደ ኾይኑ ሢየ ኣብርሃ ዘበሃል እዩ ተኻላኢ ግን ኣይፈልጠን።

እዙ ሓደ ካብቶም መሠረታዊ ግልጋሎት ወሃብቲ ዓለምለኸ ባንኪ ኣንበሳዕ እንተርናስናል ይብሃል መሓብረ ሰብ ዘለዎ ገንዘብ ንኽዓቑረሉን ንኽልቅሕሉን ግልጋሎት ይህብ።

እዙይ ኻብቶም ድራማታት ብበዝኂ ዝሰርሕ ኤርትራዊ ድራሜያ እዩ ሽሙ ኸዓ ሓጐስ ይበሃል::

እዚኤን ናይ ገዛ እንስሳታት ኾይነን ሽሞን ከዓ ኣባጊዕ ይበሃላ ። እዘን ኣባጊዕ እዚኤን ንመፍረን ንምግብን ዝጠቅማ ወሰንቲ እንስሳታት ናይገዛ እየን።

እዝ ሓደ ኻብቶም ተፈጥሮን ኣካብን ኾይኑ ጎወ ይበሃል እዙ ደስብል ቅርፂ ዘለዉ ኾይኑ ኣብጣዓሚ በሪኽ እዩ

እዙይ ካብቶም ናይ መሠረታዊ ግልጋሎት ወሃብቲ ሓደ ኾይኑ ሹሙ ኸዓ ጽርግያ ይበሃል። እዝ ጽርጋያ እዙይ ንመጕዓ እዝያ እንጥቆመሉ ምእግረኛ መንገዲ ውን ንጥቀመሉ እዩ።

ሓደ ካብቶም ናይ ኣኽሱም ጥንታውያን ዝሰርሕዎም ዝነበሩ ናይ ሓወልቲ ኣኽሱም ቅርፂ ዘለዎ እዩ፡፡ እዙይ ድማ ንመስሕብ ቱርዝም ይጠቕመና፡፡

እዚ እንዳ ቤት መስተ ግልጋሎት ዝዋሃበሉ እዩ፡፡ ንአብነት ከም ደስታ አረቂ ዝበሉ አብዚ ይርከቡ፡፡

እዚ ካብቶም ናይ ሃይማኖታት ክርስትና ዝወሃበሎም መሰረታዊ አገልግሎት ቤተክርስትያን እዩ፡፡ እዚ ድማ ናይ ስርዓት ፀሎተቦታ ዝካየደሉ እዩ፡፡

እዚኣ ናይ በረኻ እንስሳ ኾይና ኣብ ዱር ትነብር እንስሳ እያ ዝተፈላለዩ ሓሳኻታት እንዳበለአት ትነብር ሹማ ኸዓ ዛግራ እያ።

እዚ ናይ ንግድን ምትዕድዳግን ቦታ ኾይኑ ብኣብዝሓ ናይ ገዛ ኣቑሑ ዝስረሐሉ ቦታ ኾይኑ እዙይ ድማ ብኦም ዝስርሑ ዝበዝሕዎ እዩ።

እዝ ቤትምህርቲ ዲብዛ ዘተኾደኑ ቐይሕ ለዓለዋይ ሕብሪ ዘለዎ ተሓተዋይ ሰማያዊ ኣብ ደገ በሪ ናይቲ ቤትምህርቲ ይርከዉ።

ንጥቀመሎም መጋየፂ ኮይኖም ብዝሕ ዝበሉ ኮይኖም መልከዖም ቀይሕ፣ ፃዕዳ ዝርከቦም ኮይኑ ንመማላክዒ ንጥቀመሎም።

እዙ ዘበናዊ ክዳን ኾይኑ ፋሽን ይበሃል ሰማያዊ ኅብሪ ዘለዎ ኾይኑ ኣብ ሓደ ሓደ ድማ ሕርጎ ሕርጎ ብጸሊም ሓ ሪ ዝተሠርኁ ብኢደጠብ ተሠርሑ እንህውዎ።

እዚ ናይ ስጶር ማርከት ኣቝሕታት ዝኃዘ ኾይኑ ብኣብዝኃ ድማኒ ናይ ደቂ ኣንስትዮ ንስነ-ጽበቀ ዝጥቀማሉ ዝኃዘ እዩ።

እዚኣ ካብቶም ናይ ዓይነታት ትራንስፖርት ተሽከርከርቲ ይግልጋለት ወሃቢት ሓንቲ ኾይና ቀይሕ ዓብ ድኅሪት ኣብርያ ትርከብ ዝ ቐይሕ ዓብ ድኅሪት ኣብርያ ዘላ ናይ ጠጦ ምልክት እዩ።

እዝ ቤተ ክርስቲያን እዙይ ናይ ኃይማኖት ወርተሎኹስተወሃዶ ቦታ ኾይኑ ወካዓ ግልጋለት ዝውሃበሉ ኾይኑ ካብ ኮሑ ዝተሠርሐ ንመስሕብ ቱርዝም እንጥቆመሉ ቤተ ክርስቲያን እዩ።

እዙይ ናይ ኣንበሳ ቅርፂ ምስሊ ዘለኹ ኾይኑ ደስ ባሃሊ ንመስሕብ ቲሪዝም ከም ፍልፍል ገንዘብ ኣታዊ ንጥቀምሉ።

እዙ ናይ ኃይለ ሆቴል ሬስቶራንት ዝበሃል መፍለይ ምልክት ናይ ሆቴል እዩ::

እዛ ኣዶ እዚኣ ንስድራ ዕንፀይቲ ሒዛትሎም ትኸይድ ኣላ እዚ ዕንፀይቲ እዚ ንመሰንከቲ ይጠቅማ፣ ይጠቅሞም ማለት እዩ ።

እዙይ ኻብ ናይ ሳይክል ተዋዳደርቲ ዝጸወትዎ ጸወታታት ኾይኑ እዙኻዓ ሓደ ካሃፍቶም ኣይነታትእስፖርት ብሽክሊታ እዩ።

እዙይ ኣብ ከተማ መቀለ ዝርከብ ኮይኑ ጐቦ ጮምዓ ይበሃል እዙይ ኣብ መቐለ መስቀል ዝኽበረሉ ቦታ እዩ::

እእዙይ ሓደ ኻብቶም ናይ ሕጊ ኣኽበርቲ ጸእታ እዩ ኣብ ኢዱ ኸላሽን ኂዙ ይርከብ ክዳን ተኸዲንዎ ዝርከውን ናይ ወታደር እዩ።

እዙይ ኢሌክትሮኒይክስ ውፂኡትኾይኑ ን መንቀጽኣሲ ጕዳት ኣካላት ብኣብዝኃ ይጠቅም ኣብ ናይሒኩም ናቦታታትውን ንጥቆመሉ ኢና።

እዚ ናይ ቤት ምግብን መስተን ኣዳርሽ ኮይኑ ዓሰርተ ቡሉፃት ደርፍታት ብዩቲቭ ትከታተል ኣላ፡፡

እዙይ ታሪኽን ተፈጥራውን ቦታ ኾይኑ ናይ ቐደምት ሰባት ዝጥቆምሉ ዝነበሩ ቦታ እዩ። እዝ ድማኒ ታሪኻዊ ቦታ እዩ።

እዙይ ገዛ በሪሱ ይርከብ ምኽንያቱ ዘይሥሩዕ ፖለቲካ ስለ እንክተል እዩ ወይ ከዓ ሥልጥን ፖለቲካ ስለ ዘይንክተል እዩ።

እዚ ሓደ ካብ ቶም መሰርሕታት ናይ መዚቃ ሓደ ኮኾይኑ ሽሙ ደማ ጊታር ይብሃል እዚ ንደርፍ ፅባቀ ንክሕልዎ ኣዝዩ ሰሓባይ ንንከውን ይጠቅመና።

እዙ ናይ ትርያት ሕርሻ ቦታ እኽሊ ናይ ሞዳታ ውፂት ዝርክወሉ ኣዓውዲ ይበሃል ። ክኸብቲ ኸዓ ቦሆይባሃል እዩ።

እዚ ናይ ሱፐርማርኬት አቑሑት ዝርከብሉ ቦታ ኮይኑ፤ እዚ ድማ ንማሕበረ ሰብ ግልጋሎት መሸጥን መዐደግን ዝወሃበሉ ቦታ እዩ፡፡

እዚኦም ካብ ቆም ዝተሠርሑ ንመዓተብ እንጥቆመሎም ናይ ኢደጥበብ እዮም። እዚኦም ንምድጋም እንጥቆምሎም ብያኹሳልና ነዓልቆም እዮም።

እዙይ ሕንፃ ጽራሕ ብ ኃጺንን ስሚንቶን ዝተሠርሐ ኾይኑ ፉቕ የበሃል ን ዘተፈላሉ ይግልጋሎቱ ከዓ ይህብ።

እዙይ ባሃላዊ ሕክምና ኾይኑ ብኣብዝሓ እንጥቀመሉ ንመድሓኒት ናይ ሰዓል ወይ ከዓ ቁርጥማት ውን ይጠቅም እዩ፡፡

እዚ ካብቶም መስተታት ሓደ ኮይኑ፤ ሹሙ ከዓ ማይ ሃይላንድ ይበሃል፡፡ አዝዩ ጠቃሚ እዩ፣ ንጥዕና አይጓዳእን፣ ካብ ማይ ዝተሰርሐ እዩ፣ ማይ እውን እዩ፡፡

እዙይ ጫማ ዝብሃል ኮይኑ ኣዝዩ ንወዲ ሰብ መሰረታዊ ግልጋሎት ዝህብ እዩ። ብጣዕሚ እውን ጠቃሚ እዩ።

እዙይ ኣብናይ ኃይማኖት ኦርተዶኩስ ተዋህዶ ቤተ ክርስቲያን ሊቃውንቲ ክወፁ እንተለዉ መሠረታዊ ግልጋሎት ዝህብ መንጸፍ እዩ::

እዝ እጽዋት ይበሃል እዝ እጽዋት ሹሙኡ ኸዓ በነና እዩ በነና ንምግቢ ካብቶም ዓይነታት ናይ እጽዋት ንምግቢ እንጥቀመሉ ሓደ እዩ::

እዙይ ዝፅዋት እዙይ ካብቶም ዓይነታት ተኽሊ ኾይኑ ብበዝሒ ኣብ በርኻ ዘወፅእ ዓይነት ተኽሊ እፅዋት እዩ

እዙይ ኣይ ስጶር ማርከት ኣቕሑ ጐታ ኾይኑ በዝኅ ድማ ብሽኲትታት ዝሓዘ እዩ ናይ መሽጥ ቦታ እዮ።

እዙ ሓደ ኻብቶም ታሪኻውን ተፈጥራውን ቦታታ ትኾይኑ እዙ ድማ ብጥዓም ይደ ስብል መልከ ቕርጽን ምድሪ ኣለዎ።

እዚ ቤት ምህርቲ ናይ ሕፃውንቲ ቤት ምህርቲ እዩ እዝም ሕፃውንቲ ኣብዙ ሸለውሎዋ መበሊ ይጻውቱ ኣለዉ ለዓለዋይ ቀይሕ ውሽጢ ሰማያዊ ኽዳን ተኸዲኖም እኔዉ።

እዚ ቦታ እዚ ናይ መሸጥን መፀገንን ኮምፕዩተር ተዛመድቲ ኣቁሑታትን እዩ። እንዳ ፎቶኮፒ ፣ፕሪንት እውን ይርኮቦም ።እዚ መፋለጢ እዩ።

እዚ ካብቶም ተፈጥሮን ኣከባብን ቦታ ኾይኑ እዙይ ተፈጥሮን ኣከባብን ነቲ ኸተማ ሰሓብን ማራኽን ቅርፂ ንኽህልዎ ገይሩዎ፡፡

እዙይ ናይ ኃይማኖት ክርስቲያን ጸሎት ዘካይዱሉን ንፈጣሪ ዘመስግንሉን ቦታ እዩ።

እዚ ሓደ ካብቶም ናይ ገዛ ኣቁሑት ሓደ ኮይኑ ሽሙ ድማ ኣርማድዮ ይበሃል። መብዛሕቲኡ እንጥቀመሉ ንክዳውንቲ መቐመጢ እዩ ።

እዙይ ባንዴራ እዙይ ዝተፈላለዩ ኅብርታት ኣለዉዎ። ቀይሕ፣ ቢጫ፣ ቖጻል ንናይ ኢትዮጵያ ባንዲራ ይመስል ብሥርዓት ሃይማኖት ተተሒይዙ እነሀ።

እዚ ካብቶም እፅዋት ሓደ ኮይኑ ሹሙ ከዓ ጌሾ ይበሃል። ንመብዛሕቲኡ እንጥቀመሉ ንስዋ እዩ።

እዙ ጓልንሳይቲ ፋሽን ክዳን ኣብ ፋዳራሽ በዝኂ ሰብ ዘለዎ ክዳን ባሽን ተፋልጥኣላ ለዓለዋይ ፃዕዳ ተሕተዋይ ጸሊም እዩ እቲ ኽዳን።